እዚ ኣብ እንሪኦ ዘለና ምስሊ ካብ ባህልታት ባህልታት ትግራይ ኮይኑ መርዓ እዩ። እዚ ንሪኦ ዘለና ዋጣ ዝዋጢ ባህላዊ ተጻዋታይ ሙዚቃ ኣቦና እዩ። ዚ ስእሊ መርዓ የርኢ።

እዚ እንሪኦ ዘለና ናይ ጋንታ ኣርማ ናይ ወልዋሎ ዓዲግራት ዩኒቨርሲቲ ክለብ ኩዕሶ እግሪ ኮይኑ እዚ ጋንታ እዚ ካብ ትግራይ ካብ ዝርከቡ ጋንታታት ኣብ ፕሪመርሊግ ኢትዮጵያ ካብዝሳተፉ ኮይኑ እዚ ጋንታ እዚ እብ ከተማ ዓዲግራት ይርከብ።

እዚ እንኦ ዘለና አንስሳ ቅንፊዝ አናተባህለ ዝፍለጥ ኮይኑ መርዛማት ዕሾኻት ከምዘለዉዎን በአኦም ከምዝናደፍን ምውጸኦም ከዓ ኣዝዮም ሓየልቲ ከምዝኮኑን ኢና ንፈልጥ።

እዚ እንሪኦ ዘለና አብ ምስሊ ጅግና አፍሪካዊ ጀነራል እናተባሃለ ዝፍለጥ ራእሲ ኣሉላ አባ ነጋ አብ ኲናት ደጓዓሊን፣ ኲናት ጉንደትን፣ አብ ዝተፈላለዩ ኲናት ዓድዋ ዝፍለት ጅግና እዩ።

እዚ ኣብ ምስሊ እንሪኦ ዘለና ቤት ትምህርቲ ተምሃሮ ሙሉእ ቀዳማይ ብርኪ ኾይኖም ናይ ላዕሊ ቀይሕ ዲቢዛ ናይቲ ታሕቲ ሰማያዊ ዲቢዛ ብምግባር እናኣተውን እናወፁን ከም ዝርከቡ ዘርእየና ምስሊ እዩ።

እዚ እንርእዮ ዘለና ምስሊ ካብቶም ርእሰ ኣድባራት ወገዳማት ኣክሱም ፅዮን ቤተ ክርስትያን ካብ ዝመሓደሩ ቤተ ክርስትያናት ዝኮነ ሓደ ቤተ ክርስትያን ኣርባቱ እንስሳ እናተባሃለ ዝፍለጥ ኮይኑ ናይ ኣርባቱ እንስሳን ናይ ኣቡነ ተክለሃይማኖት ታቦት ከምዘለዎ የማላክት::

እዚ ኣብ ምስሊ እንሪኦ ዘለና ምዕሩግ ዝኾነ ቦታ ለምሊሙ ለሚዑን ደስ በሃልን ጎቦን ኾይኑ ንምርኣይ ደስ ባሃሊ ካብ ዝኮኑ ተፈጥሮኣዊ ውህብቶታት ሓደ ዝኮነ እዩ።

እዚ ኣብ ምሰሊ እንርአዮ ዘለና ካብ መሰረተ ልምዓት ዝኾኑ ኣብ ፅረግያ ኣብ ምንቅስቃስ ካብ ዝርከብ ሓደ ትራክተርን ኣብ ጎኑ ከዓ ሄለን እንዳቁርስን ከምዘሎ የርእየና።

እዞም እትሪእዎም ዘለኩም አቦታት ናይ ሀይማኖት ክርስትና አቦታት እዮም። ጳጳሳት ካዓ እናተባህሉ ይፍለጡ ጳጳሳት ሀይማኖት ክርስትና እዮም እዚኦም እንሪኦም ዘለና፡፡

እዞም ኣብ ምስሊ እንሪኦም ዘለዉ ኣሕዋትና ባህላዊ ኣከዳዲና ተከዲኖም ፃዕዳ ኪዳን ብምክዳን ተካዲኖም የሪኡና ኣለው እዙይ እዙይ ኣብዛሓ ኣብ ጥምቀትን ኣብ መርዓ ሳልስትን ብተለምዶ እንሪኦ ኣከዳድና እዩ።

እዚ እንሪኦ ዘለና ምስሊ ኣቦና ናይ ሃይማኖት ኣቦ ኣብ ናይ ቤተ ክርትስትያን ትምህርቲ ፈለገ ሂወት እንዳምሃሩ ይርከብ ከም ዘለው ዘርኢ እዩ ።ተምሃሮ ፈለገ ሂወት ኣለው።

እዚ ኣብ ምስሊ እንሪኦ ዘለና ሓዱሽ ሙዚቃ ሚዘር ዝብልባህላዊ ናይ ትግኛ ሙዚቃ ቪድዮ ከም ዝተለቀ ዘሪኤና ምስሊ እዩ፡፡

እዚ እንሪኦ ዘለና ምስሊ ባህላዊ ቤትምግብን ቤት መስተን ከምዝኽነን ብባህላዊ መሳርሕታት ከምኒ ባህላዊ ወንበራት ናይ ሓወልቲ ኣክሱም ዘርኢ ከምዝወቀበ ዘርኢየና ምስሊ እዩ፡፡

እዚ እንሪኦ ዘለና ምስሊ ካብቶም ጥንታውያንን ቀዳሞትን ካብ ዝበሃሉ ስልጣነ መሰረት ዝኾነት ከተማ ኣኽሱም ዝርከብ ሓወልቲ ኣክሱም እናተባህለ ኣብ ዝፍለጥ ኣብ ውሽጢ ቀፅሪ ሓወልቲ ዝርከብ ሓወልቲ እዩ።

እዚ ኣብ ምስሊ እንሪኦ ዘለና ኣብታ ጥንታዊትን ታሪካዊትን ከተማ ኣክሱም ካብ ዝርከቡ ቤተ ክርስትያናት ርእሰ ኣድባራት ወገዳማት ኣክሱም ፅዮን ካቴደራል ቤተ ክርስትያን ኣክሱም ፅዮን ማርያም እዩ፡፡

እዚ እንሪኦ ዘለና ሸቀጣሸቀጥ ወይ ከዓ ስፖር ማርኬት እንዳተባሃለ ኣብ ላዕሊ መፃባበቂ ቅብኣታት ከም ሎሽን ግሪስሊን ዝበሉ ነገራት እንሄው ኣብ ታሕቲ ከም ሉስሉስ መስተ ምግብታት ከዓ ከም እንዶሚን መኮረኒ ዝሓዘ እዩ፡፡

እዚ እንሪኦ ዘለና ካብቶም መስራታዊ ግልጋሎት ዝበሃሉ ናይ ዕዳጋ ማእከል ሓደ ኮይኑ እዚ ከብቲ አብዕር አብ ምሻጥን ምዕዳግን ዝርከበሉ ቦታ እዩ። እዚ ዕዳጋ ከብቲ እናተባህለ ይፍለጥ፡፡

እዚ ኣብ ምስል እንርእዮ ዘለና ብሃይማኖት ተከተልቲ እምነት ክርስትና ስርዓተ ቀብሪ እናተገበረ ይርከብ። እዙይ ስርዓተ ቀብሪ ፆሎተ ፍትሓት እናተገበረሉ ይርከብ። እቱይ ሬሳ ኣብ ማእከል እንርእዮ ዘለና እዩ።

እዚ እንሪኦ ዘለና ምስሊ መኪና ኣብ ወሰን ፅርግያ ደው ኢላ ከም ዘላ የርኢና ድሕሪ ታመኪና ዘለዉ ድኳናት ናይ ፅገና ሞባይል ዝኣመሰሉ ድኳናት የርኢና።

እዘን ኣብ ምስሊ እንርእየን ዘለና ኣዶና ባህሊ ትግራይ ንምውካል ተቆኒነን ኣብ ግንባረን ኣሲረን ሳዕሪ ኣሲረን ሶቒር ተሰቑረንን ከም ዘለዋ ዘረእየና ምስሊ እዩ።

እዚ ኣብ ምስሊ እንርእዮ ዘለና ካብቶም ናይ ገዛ እንስሳት ዝባሃሉ ሓደ ዝኾነ ጤል ከምዝኾነ ዘርእየና ምስሊ እዩ። ሕብሩ ከዓ ፀሊም ሕብሪ ከምዝኒአ የመላክተና።

እዚ እንሪኦ ዘለና ምስሊ መፅሓፍ እትኾን ትግራይ ኣብ ነጥቢ መቐይሮ ዝብል ኣርእስቲ ዘለዎ መፅሓፍ እንትኮን እዚይ ብዛዕባ ነፃነት፣ ፍትሓውነት፣ ማዕርነት፣ ምዕባለ ትግራይን ዝገልፅ መፅሓፍ እዩ ፡፡

እዚ እነሪኦ ዘለና ምስሊ አብ ፅርግያ ዝርከባ መካይን ወሃብቲ ሓገዝ በቲ ኩናት ንዝተጉደእ ህዝቢ ወሃብቲ ሓገዝ ዝኮና መካይን እናሓለፋ ዝርከባ ዘርኢ ምስሊ እዩ፡፡

እዚ እዛ ሓፍትና ኣብ መጋየፅን መማላክዕን ቦታ ከይዳ ዓይና እናተሰርሐት ከም እትርከብ ዘርእየና ምስሊ እዩ እዛ ሓፍትና ትማላካዕ ከም ዘላ ዘርእየና ምስሊ እዩ፡፡

እዙይ እንሪኦ ዘለና ኣብ ከተማ ኣክሱም ጥቃ ሆስፒታል ከባቢ ደደቢት ማይክሮ ፋይናንስ ዝርከብ ቦታ ከምዝኒኤ የማላክተና ። ሓደ ፖሊስ ከዓ እናመፀ ከም ዘሎን ሓደ ቆልዓ ሊስትሮ ከም ዘሎን የርኤና።

እዚ ኣብ ምስሊ እንሪኦ ዘለና ኣብ ከባቢ ዕዳጋ ከተማ ኣክሱም ዝርከብ ኮይኑ ናይ መሸጢ ሓጺን መጺን ጣውላን ስራሕቲ ዝኮኑ ዝሽየጠሉ ቦታ እዩ::

እዚ እንሪአ ዘለና እፅዋት ብአብዝሓ ኣውሊዕ እናተባሃለ ዝፍለጥ ኮይኑ እዚ እፅዋት እዚ ንስኒ መወፂ፣ ንማዕጠና ንዝኾነ ይኹን ኣገልግሎት ዝውዕል ኮይኑ ብኣብዝሓ ከዓ ነዊሕ ዕድመ አለዎ እንዳተባህለ ካብ ዝፍለጡ ካብ ዝፍለጡ እፅዋት ሓደ እዩ፡፡

እዚ ኣብ ምስሊ እንርኦ ዘለና ሓዳስ ኤርትራ ዝብል ጋዜጣ ዜና ኣውተር ኮይኑ ብሚኒስትሪ ትምህርቲ ውጥን 2025 ዘትዩ ዝብልን ሰንዓ ተጠቃመነት አብ መንጎ ኣድሓነት ይስራሕ ርሑስ ባዓል ጥምቀት ዝብል ፀብፃባት ዝሓዘ እዩ።

እዚ ከባቢ ብዝተፋላለዩ አትክልቲ ከም እኒ ፅሕዲ ዝኣመሰሉ ዝማዕርገን ዝመቸወን ቦታ ኮይኑ ከም መናፈሲ ዝጥቀምሉ አብ ከባቢ አክሱም ትሕቲ ማይ ሹም ዝርከብ ቦታ ማይ ጣውላ እናተብሃለ ዝፍለጥ ቦታ እዩ።

እዙይ እንርእዮ ዘለና ካብቶም ጥንታዊያን ገዳማት ካብ ዝባሃሉ ኣብ ትግራይ ካብ ዝርከቡ ሓደ ኮይኑ ገዳም ኣቡነ ኣረጋዊ ዘደብረ ዳሞ እናተሃለ ከምዝፍለጥ ሓደ ገዳም ኮይኑ እዞም ኣቦ ከዓ ኣብዛ መውፂኢት ተራራ መውፅኢት ጎቦ ይርከቡ።

እዚ እንሪኦ ዘለና ምስሊ ምግቢ ብምዕሩጉን ደስ በሃሊ ዝተፈላለየ ዓይነታት ምግብን ፀብሒ ዝተሰረሐ ጎመን ኣልጫ ፀብሒታት ዝሓዘ ምግቢ እዩ፡፡

እዙይ ኣብ ምስሊ እንሪኣ ዘለና ካብቶም ምግብታት ኣብ ትግራይ ካብ ዝፍለጡ ምግብታት ሓደ ካይኑ ኣብ ከባቢ ዛባ ምብራቕ ኣብ ከባቢ ዓዲ ግራት ብተለምዶ እንረክቦ ምግቢ ጥሕሎ እናተባህለ ዝፍለጥ እዩ። ብኣብዝሓ ከዓ ኣብ ከባቢ ባዓል መስቀል እንጥቀመሉ።

እዚ ንሪኦ ዘለና ናይ ዕዳጋ ናይ ንግድን ምትዕድዳግን ኮይኑ እዙይ ኣስቤዛታት ዝሽየጠሉ ናይ ንግዲ ቦታ እዩ ። ከም እኒ ድንች፣ ሽጉርቲ፣ ኮሚደረ ዝኣመሰሉ ዝሽየጠሉ እዩ።

እዚ እትሪኢዎ ዘለኹም ምስሊ ፀጉሪ ምቑራፅ ወይም ምልፃይ ይበሃል ብትግርኛ፡፡

እዞም ኣብ ምስሊ እንሪኦም ዘለና ጅግና ሓረስታይ ኣቦ ክልተ ኣብዑር ብምጽማድ ኣብ ምሕራስ ዝርከቡ ከምዘለዉ ዘርእየና ምስሊ እዩ።

እዞም እንርእዮም ዘለና እቁሑት መጸባብቂ ኮይኖም መጋይጽን መመላክዕትን ኮይኖም ከም ቅብዓት፣ ባዝሊን፣ ክሊር ዝብሃሉ ናይ መጻባበቂ መሳርሕታት ኣቁሑት እዮም።

እዚ እንርእዮ ዘለና ምስሊ ካብቶም ኣብ ገጠራታት ዝርከቡ ቤት-ትምህርትታት ሓደ ቤት-ትምህርቲ ኾይኑ ተማሃሮ ናብቲ ቤት-ትምህርቲ ኣብ ምእታው ከም ዝርከቡ ዘርእየና ምስሊ እዩ። ብድሕሪቱ ከዓ ናይ ኢትዮጵያ ባንዴራ ከም ዘሎ የርእየና።

እዚ ምስሊ ዘርእየና ካብቶም ኣብ ኢትዮጵያ ፕሪሜሪሊንግ እናተሳተፈት ትርከብ ናይ ትግራይ ጋንታ ዝኾነት ወልዋሎ ዩኒቨርሲቲ ዓዲግራት ኣርማ ከም ዘርእየና የመላኽት፡፡ ቁፅሪ 99 ከዓ ናይ በጀት ቁፅሪ ከም ዝኾነ የርእየና፡፡

እዚ ንሪኦ ዘለና እንስሳ ካበቶም ተሳሓብትን ሰጎምትን እናተባሃሉ ካበ ዝፍለጡ ሓደገኛ ዝኮነ ብ ተመን እንዳ ተበሃለ ዝፍለጥ እንስሳ መርዛም ሃይለኛ ዝኮነ እንስሳ እዩ::

እዚ ፀብፃብ እዚ አብ ድምፂ ወያነ ትግራይ ብዕለት 6 ነሓስ ዝቐረበ ኮይኑ መራሕቲ አካላት ትግራይ አፈላላዮም ብምልዛብ ክፈትሑ ዝተገለፀ ሪኢቶ እዩ፡፡

እዚ ንርኡ ዘለና ምስሊ ቤት መስተን ካፌን ኢንተርናሽናል ዝብል ኮይኑ ኣብ ከባቢ ከተማ ኣክሱም ከባቢ መናፈሻ ኣብ ዝርከብ ፊት ንፊት ኤቤ ካፌ ዝርከብ ካፌ እዩ።

እዚ ኣብ ምስሊ እንሪኦ ዘለና ባህላዊ መልክዕ ዝሓዘ ኣብ ከተማ አክሱም ከባቢ ዳዕሮ ፒያሳ ዝርከብ ቢሮ ባህልን ቱሪዝምን ናይ ቲኬት ቢሮ ከም ዝኮነ ይሕብር፡፡

እዚ እንሪኦ ዘለና ህንፃታት ኣብ ምዝራሕ ዝርከብ ህንፃታት እንትስራሕ መሰረት ብምኽዓት ንኮለናትን ንካልኦትን ዝከውን ጉድጓድ ብምስራሕ ብምኩዓት ህንፃ ንምስራሕ መሰረታዊ እናተሰርሐ ይርከብ፡፡

እዚ ኣብ ምስሊ እንርእዮ ዘለና ሰላማዊ ሰልፊ ናይ ኩናት ትግራይ ደው ይብል ብዝብል ኣሕዋትና ንኩናት ትግራይ ተቃዉሞኦም ኣናሰምዑ ከምዘለዉ ዘርእየና ምስሊ እዩ :: ባንዴራ ናይትግራይ ከኣ ሒዞም ኣለዉ::

እዚ እንሪኦ ዘለና ምስሊ ኣብ ናይ ሃይማኖት ክርስትና ናይ ልብሲ ለቢሶም ካህናት ዝገብርዎ ዘለዉ ምስሊ እዩ። እዚ መስቀል ሒዙ ዘሎ ዲያቆን እንትኮን እቶም ካልኦት ዲያቆናት እዮም ።እቲ ምስሊ ክርስትና ንጥቀመሉ እዩ።

እዚ እንሪኦም ዘለና መናእሰይ ኣብ መዝናነይ ቦታ እናሓመሱን እናተፃወቱን ከም ዝርከቡ ኣብ ቃላይ ዘርኢ ምስሊ እዩ ከባቢ 7 ሰባት ከም ዘለው ኣብ መዝናነይ ይሕምሱ ከም ዘለዉን የርእየና፡፡

እዞም እትሪእዎም ዘለኹም ኣቦና ኣባ ሰረቀ ብርሃን እናተብሃሉ ዝፍለጡ እንትነብሩ ሕዚ ድማ ጳጳስ ናይ ትግራይ ተባሂሎም ተሰይሞም ኣባ ሰላማ እናተባሃሉ ይፅውዑ። ኣብ ከባቢ ወፃኢ ዝነብሩ እዮም። ትግራዋይ ኣቦና እዮም።

እዙይ እንርእዮ ዘለና ምስሊ ካብቶም ባህላዊ መጋየፅታት ዝኮኑ ፍርያት ፀባ ዝኮነ ጠስሚ ሓንቲ ኣዶ ንሓንቲ ውላደን ኣብ ምቅባእ ከምዝርከባ ዘርእየና ምስሊ እዩ።

እዚ ኣብ ምስሊ እንርእዮ ዘለና ሬንቦ ኣፀደህፃናት ኮይኑ ህፃውንቲ ንምምሃር ዝመሃርሉ ቦታ እዩ። እዚ ቦታ እዙይ ኣብ ከተማ ኣክሱም ናይ ቀደም ዘ- ግሎርዮስ ቋንቋ ማእከል ዝርከብ ኮይኑ ድሕሪ ሳብያን ሆቴል ይርከብ።

እዙይ ኣብ ምስሊ እንርእዮ ዘለና ተክሊ ጥቅሉል ጎም እናተባህለ ዝፍለጥ ኮይኑ ከም ንፀብሕነት ከም ዘግልግለና ብኣብዛሓ ኣብ መስኖ አከባቢ ከምዝለምዕን ዘርእየና እዩ።

እዚ እንሪኦ ዘለና ናይ ኢድ ንፅህና መሐለዊ ደስታ ዝብል ኮይኑ ከም ሳኒታይዘር እንግልገለሉ መሳርሒ ንጥዕና እዩ፡፡

እቲ አብ ምስሊ እንሪኦ ዘለና ፈሓም እናተባህለ ዝፍለጥ ንመቀፃፀሊ ነገራትን ነገራትን ንምብሳልን ካብ እንጥቀመሎም ሓደ ኮይኑ ፈሓም እናተባህለ ዝፍለጥ አብ ክሻ ናይ ስሚንቶ መሊኡ ከም ዝርከብ ዘሪአና ምስሊእዩ፡፡

እዚ ኣብ ምስሊ እንሪኦ ዘለና እግሪ ናይ ቆልዑት ኮይኑ ምስ ጫማ እዩ:: እቲ ቀንዲ ናይቲ ስእሊ ንምርኣይ ናይ ጫማ ምልክት ኮይኑ እዚ ጫማ ድማ መቀር ወይ ከዓ ኮንጎ እናተብሃለ ካብ ዝፍለጥ ጫማታት ሓደ እዩ::

እዚ እንርኦ ዘለና ባንደራ ናይ ደገፍቲ ጋንታ ሱሑል ሽረ ዘርኢ ምስሊ እዩ ፤ሱሑል ሽረ ማለት ካብቶም ጋንታታት ትግራይ ኣብ ፕሬምልግ ዝሳተፍ ዘሎ ጋንታ ሓደ እዩ።

እዙይ ኣብ ምስሊ እንርእዮ ዘለና እዙይ ኣብ ማይ ንምቅዳሕ ኣብ ዝግብሮ ዘሎ ሰብ እዩ ወይ ከዓ ታራ ከምዝኮነ ዘርእየና ምስሊ እዩ። ማይ ንምቅዳሕ ዘርኢ ታራ እዩ።

እዚ እትሪኣዎ ዘለኩም ፎቶ ኣብ ስራሕቲ መስኖ ሕርሻ እና ተሳተፉ ይርከቡ እዚ ስራሕ እዚ መስኖ ዳተብሃለ ዝፍለጥ ኮይኑ ተኽልታት ኣብ እዋን ሓጋይ ማይ ኣብዘይ ዘንበሉ እዋን ካብ ሩባታትን ወሓዝትን ዒላታትን ብምጥቃም ፍርያት ምምራት ይከኣል እዩ። እዚ መስኖ ይበሃል ብኣጠቃላይ።

እዚ እንርእዮ ዘለና ዓድግራት ቭዥን ህዝባዊ ቤት መጻሕፍቲ ዝብል ኮይኑ ህዝቢ ዝግልግለሉ ቤት መጻሕፍቲ መንበቢ እዩ ምንባብ ኣይነቋርጽ ዝብል ጭርሖ ዘለዎ ኣብ ዓድግራት ዝርከብ ቤት መጻሕፍቲ እዩ።

እዛ አብ ምስሊ እኒሪአ ዘለና ሓፍትና ናይ ትግራይ ባንዴራ ክዳን ተከዲና ከም ዛላ ናይ ትግራይ መንነት ንምርኣይ ሓሲባ ከመ ዘላን ባህሊ ዓሰር ሓደ የካቲት ንምብዓል ከም ዘሪኢና የሪኢና፡፡

እዚ ኣብ ምስሊ እንሪኦ ዘለና ካብ ሃይማኖታዊ ባዓላት ሓደ ዝኮነ ቑዱስ ጥምቀት ኣብ ምክባር ነይሩ ታቦቱ ናብ ቤተክርስትያን እንትምለስ ዘርኢ ኣብ ከተማ ኣክሱም ናይ ቁዱስ ሚካኤል ታቦት ከም ዝኮነ የርእየና፡፡

እዚ እንሪኦ ዘለና ኣብ ኣክሱም ሃፀይ ዮዉሃንስ ራብዓይ ዝብል ናይ ኣየር መዕረፊ መዕርፎ ነፈርቲ ምስሊ ከም ዘርእየና የመላኽት። መዕርፎ ነፈርቲ ሃፀይ ዮዉሃንስ ራብዓይ ኣክሱም።

እዝኤን ንርኤን ዘለና አዶኖ ካብ ባህልታት ትግራይ ዝኮነ ቁኖ ተቆኒነን ኣብ ግንባረን ኩትሻ ገይረን እዝነን ሰቋር ተሰቁረን ባህሊ ትግራይ ዘርእያ ዘለዋ አዶ እየን።

እዚ እዚ እንሪኦ ዘለና ምስሊ ሓኪም ምስ ተሓከምቱ ብዛዕባ ሕክምና ኣብ ዝጥየቀሉ እዋን ተሓከምቲ ከዓ ንደኩተር መልሲ ዝህብሉ ዘለዉ ዘርኢ ምስሊ እዩ፡፡

እዚ እንሪኦም ዘለና ኣብ ምስሊ ካብቶም ኣትክልትን ኣሕምልትን ካብ ዝባሃሉ ኮይኑ ሓደ ኣምፕል ማንጎ እንዳተባሃለ ካብ ዝፍለጥ ሓደ ምስሊ እዩ፡፡

እዚ ኣብ ምስሊ እንርእዮ ዘለና ጥንታዊ ገዳም ኣብነ ጵንጦሎን እንዳተባሃለ ዝፍለጥ ቦታ እንትኾን ኣቦና ኣብነ ጵንጦሎን ካብቶም ተሰዓቱ ቅዱሳን እንዳተባሃሉ ዝፈለጡ ሓደ እዮም።

እዚ ንርኤን ዘለና ኣዴታት ተከተልቲ እምነት ክርስትና ኮይነን ናብ ቤተ ክርስትያ ኣብ ምካድ ዝርከባ እንትኮና ከም ንዋይ ቁድሳን ዝበሃሉ ከም እንጥዋፍ ንቤተ ክርስትያን ሒዘን ይከዳ ከን ዘለዋ ዘርኢና ምስሊ እዩ።

እዚ ኣብ ምስሊ እንረእዮ ዘለና ዜና ኾይኑ ብድምፂ ወያነ ኢንተርናሽናል ዝተመሓላለፈ ብጥሪ 24 ኾይኑ ብዛዕባ ኣርእስቲ ዜና እዩ ጥያቄና ብመንግስቲ እኹል ዝኾነ መለሲ ኣይተዋሃበናን ዝብል እዩ ተፋናቀልቲ ዘርኢ ምስሊ እዩ።

እዚ ኣብ ምስሊ ንርኦ ዘለና መጋየፂ ካብቶም ባህላዊ መጋየፅታት ዝኾነ ኣብ ክሳደን ዝገብርኦ ኣዴታትና ሓደ መጋየፂእዩ።

እዚ ኣብ ምስሊ ንሪኦ ዘለና ካብቶም ጥንታውያንን መሰረት ስልጣነ ካብ ዝበሃሉ ኣኽሱም ዝርከብ ኮይኑ እዚ ወዲቑ ዘሎ እቲ ዝዓበየን ዝገዘፈን ሓወልቲ ኮይኑ ኣብ ቅድሚኡ ድማ ናይ እንዳ ማርያም ፅዮን ቤተ ክርስቲያን ዝርአ ዘሎ ምስሊ እዩ፡፡

እዚ እንሪኦ ዘለና መስቀል ኮይኑ ተኸተልቲ እምነት ክርስትና ኣብ ክሳዶም ገይረሞ ዝጓዓዙ መስቀል እዩ፡፡ እዚ መስቀል ከዓ ካብ ጥርቀለም ከም ዝተሰርሐ የመላክት፡፡

እዚ አብ ምስሊ እንሪኦ ዘለና አብ ትግራይ ፉሉጥ ተጫዋቲ ራፕ ሙዚቃ ዝኮነ መርከብ ቦኒታ እናተባህለ ዝፍለጥ ሙዚቀኛ እዩ ክሊፕ እናሰርሐ ከም ዝርከብ ዘሪኢና ምስሊ እዩ፡፡

እዚ ኣርማ/ምልክት/ ንርኦ ዘለና ናይ ፖሊስ ትግራይ ምልክት እዩ ፖሊስን ህብረተሰብን ብሓባር ንክሰርሑ ዘመልክት እዩ።

እዚ እንሪኦም ዘለና ናይ ሃይማኖት ክርስትና ናይ ምርኢት ናይ ታዎት ምርኢት ኣቦታት መዘምራት ዘቅርብዎ ዘለው ናይ ስርዓተ ቅዳሴ ምልክት ስርዓተ ኣምልኾ እዩ ።

እዚ እንሪኦ ዘለና ምስሊ ናይ ኑዋየ ቅዱሳት ወይ ከዓ ናይ ቤተ ክርስትያን እቕሑታት ዝሽየጠሉ ቦታ ኮይኑ ከም ፅላል ፣ዕጣን ፣ኣልባሳት ንቤተክርስትያን መፃሕፍትን ዝሽየጠሉ ቦታ ኣብ ከባቢ እንዳማርያም ዝርከብ ኣብ ኣክሱም ፅዮን ቦታ እዩ።

እዙይ ንርዮ ጌለናን ኣቕሓ ካብ ንኣስቤታታት ኣብ ምጽፋፍ ንዝኾነ ይኹን ኽሳሲ ነገር ኣብ ምጽፋት እምጥቖመሉ ወይ ከዓ መዘፈፍ ኣም ጥቆመሉ ኣቕሓ ኸም ዝኾነ ኣነ ክነግረኩምኒለለ።

እዚ እንሪኣ ዘለና ናይ ተፈጥሮ ከባቢ ሓረስቶት ምህርቶም አብ ምእካብ አብ ምዕፃድን ምኩልሳስን ከም ዝርከቡ ዘሪኢና ምስሊ እዩ፡፡

እዚ ኣብ ምስሊ እንሪኦ ዘለና ካብቶም ጥንታውያን ገዳማታት ኮይኑ ብዉቅር ከም ዝተሰርሐን ተወቂሩ ከም ዝተሰርሐን ዘርእየና ምስሊ እዪ።

እዚ እንርእዮ ዘለና ምስሊ ኣብ ሶፋ ኮፍ ኢሉ ዝርከብ ፕላስተር እንዳተባሃለ ዝፍለጥ ከም መጣበቂ ነገራት ንምጥባቅ እንጥቀመሉ መሳርሒ እዩ።